ኣብዚ እንሪኦ ዘለና ባህላዊ መስርሒ ሙዚቃ ኮይኑ ብ እንትፋስ ዝሰርሕ ኮይኑ ሻንባቆ እናተብሃለ ይፅዋዕ። እዚ ድማ ብጣዕሚ ኣብ ፅምዋ ቦታ ኮይንካ ተመሲጥካ ክትሰምዐሉ እንከለካ ብጣዕሚ እዩ ዝስሕብ።

እዚ አብዚ ምስሊ እንሪኦ ዘለና ናይ ናይ እምነት ሃይማኖት ክርስትና መሳርሒ እንትኸውን እዚ ድማ ንናይ መዝሙር መድምቂ ወይ ድማ መዐጀቢ ዝጠቅመና ፀናፅል ይበሃል።

እዚ ኣብ እዚ እንሪኦ ዘለና ናይ ሃፀይ ዮውሃንስ ቤተ መንግስቲ እዩ እዚ፡፡ እዚ ዝርከበሉ ቦታ ኣብ ከተማና ከተማ መቐለ ዝርከብ ቦታ እዩ፡፡ እዚ ብጣዕሚ ካብቶም ጥንቲ ዝባሃል እዩ፡፡

ኣብዚ እንሪኦ ዘለና መሸጢ ቤት መድሓኒት ተወለ እዩ፡፡ እዚ ድማ ዝተፈላለዩ መድሓኒታት ዝሽየጠሉ ማእከል ቦታ እዩ፡፡

ኣብዚ እንሪኦ ዘለና ብ ድምፂወያነ ትግራይ ዝቐርብ ዜና እንትትኽውን አብዚ ድማ መግለፂ ዝለው ግዚያዊ ፕረዚደንት ግዝያዊ ምምሕዳር ትግራይ ኣይተ ጌታቸው ረዳ እዮም።

እዚ ኣብዙይ እንሪኦ ዘለና ዝተፈላለዩ መሸጣ ናይ ጌሾን ናይ ዝተፈላለዩን እዩ እኒሀ እዙይ ድማ ኣብዚ ዝርአ ዘሎ ናይ ዕዳጋ ምርግጋእ ከስፋሕፍሕ ይክእል እዮ እዚ ድማ ብዕቱብ ክስርሐሉ ይግባእ።

እዚ ኣብዚ ፎቶ እነሪኦ ዘለና እዚ መብዛሕትኡ ኣብ ከባቢ ራያ ዝግበር ኮይኑ ብጣዕሚ ሳሓባይ ዝኮነ ዕንጨይቲ ኣኪብካ ኣብ ሓደ ኣቃፂልካ ብሓደ ኮፍ ኢልካ እትስሕነሉ እዩ እዚ፡፡ እዚ ብጣዕሚ ፅቡቅ እዩ እዚ ክተባባዕ ዘለዎ እዩ፡፡

ኣብዚ እንሪኦ ዘለና ምንፃፍ እምኒ እንትኸውን እዞም መናእሰይ ናይ ከተማ ፅባቐ በዚ የንፅፍዎ ኣለው፣ እዚ እምኒ እዚ ድማ ኣብ መናእሰይ ዝግበር ዘሎ ናይ ስራሕ ዕድል ብጣዕሚ ፅቡቅ እዩ፡፡

እዙ ኣብዚ ፎቶ እንሪኦ ዘለና ተጋዳላይ ነብሴሄር ኢያሱ በርሀ ይበሃል። ካብቶም ናይ ኣብ ብረታዊ ቃልሲ ዝነበሩ ህቡባት ስነ ጥበባውያን ትግርኛ ሓደ እንትኸውን ኣብ ትግርኛ ዝለዓለ ብራከ ዘብፀሐ ስነጥበበኛ እዩ።

እዚ እንሪኦ ዘለና ብበዝሒ ኣብ ደቡብ ኮይኑ ኣብ ራያ ከባቢ ማለት እዩ፡፡ ዝዝውተር ባህሊ እዩ፡፡ እዚ ድማ ካብቶም ክዕቀቡ ዘለዎም ባህልታትና ክቅፅሉ ዘለዎም ንቀፃሊ ወለዶን ሓደ ክከውን ይግባእ፡፡

ኣብዙይ እንሪኦ ዘለና ተወዳደርቲ ብሽኽሌተኛታት እየን። ነዚአን ድማ ኩለን ደቂ ኣንስትዮ እየን ዝኔህዋ እዚ ብጣዕሚ ደስ ዝብለካ ነገር እዩ

ኣብዚ ምስሊ እንሪኦ ዘለና ኣልኮላዊ መሦተ ኮይኑ እዚ መስተ ድማ ዳሽን ቢራ እዩ ዝርአየና ዘሎ እዙይ ካፍቶም ኣልኮላዊ መስታት ሐደ እዩ።

እብዙይ እንሪኦ ዘለና ናይ መሸጢ መፀገንን ኮምፒተር ተዛመድቲ አቁሑት ዝሽየጠሉን ዝፅገነሉን ቦታ ዘርእየና እዩ እዙይ ብጣዕሚ ፅቡቅን ክተባባዕ ዝግባእ ዘለዎ ስራሕ እዩ።

ኣብዚ እንሪኦ ዘለና ናይ ሸባ ኣካዳሚ ኣርሚ እዩ እዙይ። እዙይ ብጣዕሚ ካብቶም ኣብ ትምህርቲ ነጢፎም ዝስተፉ ዘለው ኮሌጃት ብቀዳምነት ዝስራዕ እዩ። እዙይ ድማ ይመስል እቲ ኣርሙኡ ማለት እዩ ።

አብ እዚ እንሪኦ ዘሎ ኣብ ቤት ትምህርቲ ኮይኑ ቡዙሓት ዝተባላሸወ ናይ ኮምፒተራት ኣቁሑ ይረአየና ኣሎ፡፡ ከም ንአብነት ከም ማዘር ቦርድ እንዳተባሃለ ዝፅዋዕ እዚ ብጣዕሚ እዩ ተባላሽዩ ዝንአ ንሪኦ ዘለና፡፡

ኣብዚ እንሪኦ ዘለና ናይ መምረፂ ቦታ እንትትኸውን፣ አብ ሳፁን ዝቕመጠሉ ዘሎ ናይ መምረፂ ካርዲ እናእተዉ ትርከብ ዘላ እዩ።

እዚ ኣርማ ወይ ከዓ ማሕተም ማሕበር ደቂ ኣንስትዮ ትግራይ እዩ።

እዚ እንሪኦ ዘለና ተክሊ ብተለምዶ ግራቤላ እናተባሃለ ዝፅዋእ እንትትከውን እዚ መብዛሕትኡ ግዜ ኣብ ገዛውትና እንተክሎ ተክሊ እዩ፡፡ እዚ ድማ ብፉሉይ ናይ ምፅላል ተክእልኡ ብጣዕሚ ፅቡቅን ፅዑምን ዝኮነ ተክሊ እዩ፡፡

እዚ ኣብ ምስሊ ንሪኦ ዘለና መንበሪ ዝከውን እንትከውን እዚ ድማ ብባሃለዊ መልክዕ ዝተሰርሐ ገዛ እንትከውን ኣብ እዚ ንርኣ ዘለና ድማ ደጋኣፋፈት መእተዊ በሪ ይበሃል።

እብዚ እንሪኦ ዘለና ቤተ ክርስቲያን እንዳ ኣብነአረጋዊ ይበሃል። እዙይ ካብቶም ፍሉጣት ቤተ ክርስቲያናት ትግራይ ሓደ እንትትኸውን እዙይ ብጣዕሚ ሰሓባይ ዝበሃል ቤተ ክርስቲያን እዩ ። ካብ እምኒ ዝተፈልፈሉ ዝተሰርሐ እንትኸውን ብጃንጥላ ገይርካ ኢኻ ትድይብ።

እዚ እንሪኦ ዘለና ኣብታ ጥንታዊት ከተማ ፥ ከተማና ከተማ ኣክሱም ዝርከብ ኮይኑ እዚ ዳዕሮ እናተባሃለ ዝፍለጥ እዩ፡፡ ዳዕሮ ዒላ እዚ ብጣዕሚ ሳሓብን ብጣዕሚ ከም መናፈሻ ኮይኑ ዘግልግልን ዘሎ እዩ፡፡

ኣብዙይ እንሪእ ዘለና ዜና ስፖርት ቴሌቭዥን ትግራይ እዩ። እዚ ድማ ኣብ ሰፖርቲ ጉዳያት ዘሪ ኤናዘሎ ጉዳያት እዩ እዚ ብደንብ ኢ ክንሰርሀሉ ዝግበአና እዩ ብዝላዓለ ብራከ ድማ ክንበፅሕ ይግበአና።

ኣብዚ ሰእሊ እንሪኦ ዘለና ካፍተን ትእምት ትእምት ዘፍረየን ትካላት ሓንቲ እንትኸውን እዚ ድማ መሶቦ ሰሚንቶ ፋብሪካ እያ። እዚ ኣብ ከባቢ መቀለ ዝርከብ እንትኸውን ብጣዕሚ ኣብ ዝለዓለ ጠርዚ በፂሑ ዘሎ ፋብሪካ እዩ።

እዚ ኣብዚ ምስሊ እንሪኦ ዘለና ሃይማኖታዊ በዓል ጥምቀት እንኽብረሉ ኾይኑ ኣብ ኸተማ ኣኽሱም ኣብ እንዳፅዩን ልዕል ኢልና ማይሹም እናተብሃለ ዝፍለጥ እዩ።

ኣብ'ዚ እንሪኦ ዘለና ብጣዕሚ ሳሓባይ ዝኮነ ናይ ባህላዊ ኣከዳድና ናይ ወለድናን ምስ ደቆም ዝንሄዉ ዝትከደኑ ክዳን ንሪኢ ኣለና፡፡ እዚ ድማ ኣብ ባህሊ ምዕቃብ ብጣዕሚ ዓብይ እጃም ዘለዎ እዩ፡፡

ኣብዚ እንርእዮ ዘለና ፍራም ካብዞም ዓይነታት ፍረ-ምረ ኮይኑ ማንጎ ይባሃል ። እዚ ብጣዕሚ ጥዑምን ብጣዕሚ ኣብ ጥዕና ዘለዎ ዝለዓለ ናይ ጥዕና ከምጽእ ዝኽእል ዓይነት ተኽሊ እዩ ዓይነት ፍራምረ ወይድማ እዩ ።

ኣብዚ እንሪኦ ዘለና ዝተፈላለዩ ናይ ንኣቁሑት ገዛ ዝጠቅሙና ከም በዓል ፈርኔሎ፣ ሞቅሎ ሓፂን እዚኦም ንርኢ አለና፡፡ እዚኦም ድማ ብጣዕሚ ወሰንቲ ካብ ዝባሃሉ ንብረት ገዛ እዮም እዚኦም፡፡

ኣብዝ እንርኦ ዘለና ናይ መናእሰይ መዛናግዒ ኮይኑ ስፖርት ዝሰርሕሉ ቦታ እዩ እዙይ፡፡ እዙይ ድማ ብጣዕሚ ፅቡቕ መናእሰይ ብዕቱብ ክሰረሕሉ ዘሎዎ ስራሕን እዮሞ፡፡

እዚ እንሪኦ ዘለና ተጋዳላይ ጀነራል ሳሞራ የኑስ ይባሃል፡፡ ካብቶም ላዕለወት ጀነራላት ፌደራል ዝነበሩ ሓደ እዩ፡፡ እዚ ድማ ቡዙሕ ግዜ ኣብ ወታደራዊ መሪሕነት ዝነበረ ሰብ እዩ፡፡

ኣብዚ ዝርአየና ዘሎ ምስሊ ኣብዚ ናይ ሐዚ ዝነበረ ቃልሲ እዩ። እዙይ ድማ መንእሰይ ትግራይ ብሓፈሻ ዝገበሮ ቃልሲ እንትኸውን ብጅግንነት ዝተዓወተሉ እዩ።

እዚ ኣብዚ ምስሊ እንሪኦ ዘለና ዓይነት እንስሳ ዘገዳም ኮይኑ ህበይ እንዳተባሀለ ዝፍለጥ ኮይኑ እዚ ድማ ብቅርፂ ኣካላቱ ምስ ወዲ ሰብ ዝማሳሰል ዓይነት እንስሳ ዘገዳምእዩ።

ኣብዚ እንሪኦ ዘለና ገዛ ኣብዚ ሕዚ ግዜ ብዘበናዊ መልክዕ ካብ ዝስርሑ ዘለው ገዛታት እቲ ሓደ እንትትከውን ብጣዕሚ ፅቡቅን ፅፉፍን ኣሰራርሓ እንሪአሉ ዘለና ገዛ እዩ፡፡

እዚ አብ ምስሊ እንሪኦ ዘለና ብጭርቅ ይባሃል። ካብዞም ዓይነታት ፍራምረ ሓደ እንትኸውን እዚ አዝዩ ጥዕምን ብጣዕሚ አብ ጥዕና ወዲ ሰብ ዝላዓለ እጃም ዘለዎ እዩ፡፡

እዚ ኣብዚ ምስሊ እንሪኦ ዘለና መጥሓን ይበሃል፡፡ እዚ ድማ ካብ ጠንካራ እምኒ ዝስራሕ እንትትኸውን ንዝተፈላለዩ ዓይነት እኽሊ ንምጥሓን ዝጠቕመና እዩ፡፡

ኣብዚ ፎቶ እንሪኦ ዘለና ራስ ኣሉላ ኣባ ነጋ ይባሃሉ፡፡ ካብቶም ፍሉጣት ጀነራላት ዓለምና ተርታ ተሰሪዖም ዝስለፉ እዮም፡፡ እዚኦም ካብቶም ኣበ ዓወት ፀለምቲ አፍሪካውያን ዝለዓለ ጅግንነት ካብ ዝፈጠሩ ሰባት ሓደ እዮም፡፡

እዚ ኣብዚ ምስሊ እንሪኦ ዘለና ካብ ዓሌታት ኣዕዋፍ ሓደ ኮይኑ ኣሞራ እንዳተብሃለ ዝፍለጥ እንትኸዉን እዚ ድማ ካፍቶም ስጋ ተመገብቲ እንብሎም ዓይነት ኣዕዋፍ ሓደ እዩ።

ኣቡዙይ እንሪኦ ዘለና ኣብ እንዳመስርሒ ስፖርት ኮይኑ እዚ ድማ ኣብ እዚ እንሪኦ ዘለና ብጣዕሚ ብፅቡቅ ይሰርሑ ኣለዉ፡፡ እዚ ድማ ኣብ እቲ መንእሰይ ብጣዕሚ ክሰርሐሉ ዝግባእ ነገር እዩ፡፡ እዚ ካብ ዝተፈላለዩ ጭንቀትን ካልኦት ነገራትን ከውግደና ይክእል፡፡

ኣብዚ እንሪኦ ዘለና ኣሕዋትና ኣብ ዳስ ይማሃሩ ከም ዘለዉ ዝሕብር ምስሊ እዩ፡፡ እዚ ድማ ብቁልጡፍ ክስተካከል ዘለዎ እዩ፡፡

ኣብዙይ እንሪኦ ዘለና ዜና ድምፂወያነ ኾይኑ ኣብ ዘይሕጋዊ ስደተኛታት ኣብ ምቁፅፃር ዝርከቡ ኢና ንርኢ ዘለና ።

ኣብዚ ምስሊ እዚ እንሪኦም ዘለና ተጋዳላይ ነፍሲሄር እያሱ በርሀ ምስ ብፆቱ እንትኸውን ኣብዚ ድማ ኣብቲ ብረታዊ ቃልሲ ውዒሎም ነቲ ግፍዓዊ ጨፋጫፍ ዝፍፅም ዝነበረ ደርጊ ማሪኾም እንትደርፉ እዩ።

እዚ ምስሊ ሓረስታይ መሬቱ እናሓረሰ ዘርኢ እዩ።

እዙይ እንሪኦ ዘለና ብጣዕሚ ብሓምላዋይ ልምዓት ዝተሸፈነ እንትትከውን እዚ ቀፅሪ እዙይ ኣብ ኣክሱም ዩኒቨርሲቲ እንትኸውን ብጣዕሚ ፅቡቅን ሰሓባይን ብዝኾነ ተክልታት እንሪኤሉ ዘለና ቦታ እዩ።

ኣብዚ እንርኦ ዘለና ቤተ-ክርስትያን ኮይኑ እንዳ ኣቡነጴጠለን ይባሃል። እዚ ኣብ ኣክሱም ውፅእ ኢልካ ንዓድዋ መውፂኢ ንኢድ ፀጋም ላዕሊ ወፂኻ ዝርከብ ቤተ ክርስትያን እዩ።

ኣብዚ ምስሊ እንሪኦ ዘለና እንስሳ ዘገዳም ኮይኑ እዚ ካብቶም ሓየልትን ብጣዕሚ መስጋእቲ ዝባሃሉ እዩ፡፡ እዚ ድማ ቱቱሑላይ እናተባሃለ ይፍለጥ፡፡

እዚ እንሪኦ ዘለና ምስሊ ኣብ ኣክሱም ዝርከብ ኮይኑ ኣብ ማይሹም ዝባሃል እዩ፣ እዚ ድማ መብዛሕትኡ ግዜ ኣብ ሃይማኖታዊ በዓል ጥምቀት ዝግበር ዘሎ እዩ ምስሊ ዘርኢ እዩ፡፡

ኣብዚ ንሪኦ ዘለና ዜና ቴለቭዥን ትግራይ እንትትከዉን እዚ ድማ ኣብ ሓመድን ማይን ዕቀባ ዝገልፅ ዜና ዘመሓላልፍ ዘሎ እዩ ዘረኢና ዘሎ።

ኣብዙይ እንሪኣ ዘለና ህብብቲ ሰነጥባዊት ኤርትራ ኾይና ነፍስሄር ፀሃይቱ በራኺ ትበሃል። ካብተን ጥንታዊት ደረፍቲ ናይ ኤርትራ ሓንቲ እያ እዚኣ።

ኣብዚ እንርእዮ ዘለና ብዕንፀይቲ ዝተሰርሐ መስቀል እዩ። እዚ ድማ ብጣዕሚ ፅቡቅ ዝበሃል ኣሰራርሓ እዩ እዚ ኣብ እምነት ክርስትና ዘለካ ልዑል ኣኽብሮት ዝገልፅ እዩ።

ኣብዚ እንሪኦ ዘለና እዘን ኣዴታት ካብ ቤተ ክርስትያን መፅአን ዘዕርፋሉ ዘለዋ ቦታ እዩ። እዚ ድማ ብጣዕሚ ፅቡቅ ቦታ ምኳኑ ብጣዕሚ እውን ሰሓባይ እዩ እዚ ቦታ እዚ፡፡

ኣብዚ ንሪኦ ዘለና መፅሓፍ ብ ግርማይ ገብሩ ዝተፅሓፈ ኮይኑ ክስታይ ዝብል መፅሓፍ ኢና ንርኢ ዘለና እዚ ብጣዕሚ ፅቡቕ ካብቶም ፅቡቓት ዝበሃሉ መፃሕፍቲ ሓደ እዪ ።

ኣብዚ እንሪኦ ዘለና ናይ ጋንታ ሰሑል ሸረ ምስ ደገፍታ ተርእዮ ዘላ ሞንቅስቃስ እዩ። እዙይ ድማ እዞም ደገፍቲ ድማ ብሉዑል ሞራልን ወነን ኸም ዘኒሄውን እዩ ዘርእየና ዘሎ።

ኣብዚ እንሪኦ ዘለና ጥንታዋ ቤተመንግስቲ ኾይኑ ፥ኣብ መቀለ ዝርከብ ኣብርሀ ካስትል እናተብሃለ ዝፍለጥ እዩ። እዙይ ካብቶም ጥንታውያን ዝበሃሉ ሓደ እዙይ እዩ።

እዚ አብዚ ምስሊ እንሪኦ ዘለና ካብቶም ፍሉጣት ፍሉጣትን ምሁራትን ዝበሃሉ ሰባት ሓደ ኮይኑ ፕሮፋሰር ክንደያ ገብረሂወት ይበሃል።

እዚ ኣብዚ ምሰሊ እንሪኦ ዘለና ናይ ጥበብ ኣኽሱማውያን ኮይኑ ኣኽሱማውያን ኣብ ዝለዓለ ብርኪ በፂሖሙሉ ዝነበሩ ናይ ፅሑፍ መልእኽቲ ዘመሓላልፉሉ ዝነበረ ኣፀሓሕፋ እዩ፡፡

ኣብዚ እንሪኦ ዘለና መቐስ ይባሃል፡፡ እዚ ድማ ንመቑረፂ ዝጠቅም እንትትከውን መብዛሕትኡ ድማ ንወረቐት ንዝተፈላለዩ ጨርቅታት ዝጠቅመና እዩ፡፡

እዚ ኣብ እዚ ምስሊ እንሪኦ ዘለና ኣብ ውሽጢ ቤተክርስትያን እትትከውን እዚ ድማ ኣብቲ ውሽጢ ዘለዉ ብጣዕሚ ሳሓብትን ማዓረግትን ዝኮኑ ቅርስታ እንሪአሉ ዘለና እዩ፡፡

ኣብ እዙ እንሪኦ ዘለና ኣብ ዓይደር ሪፈራል ሆስፒታል እዩ ዝንሄ እዙይ፡፡ እዙይ ድማ ናይ ተሓካሚን ናይ ዝተፈላለዩ መምሀሪ ክላሳት ናይ እዞም መዲስንን ናይ ካልኦትን መምሀርን ከም ዝኮነ ይፍለጥ፡፡

እዚ እንሪኦ ዘለና ኣብ እንዳ ቡን ኮይኑ ቡና ዝስተይሉ እዩ፡፡ እዚ ድማ ከምዚ መሰለ ቡዙሕ ተጠቃምነት ከም ዘለዎ እዩ፡፡ እዚ ድማ ቡዙሕ መናእሰይ ኣብዚ ከባቢ ንክዝናነዩን ክሰትዩን ንሕብር፡፡

ኣብዚ እንርእዮ ዘለና ቡዙሕ በዝሒ ህዝቢ ዘለዎ ንርኢ ኣለና፤ እዚ ድማ ኣብ ረዲኤት ንህዝቢ ዝግበር ዘሎ እዩ ዘርእየና ዘሎ፤ እዚ ድማ ብጣዕሚ ኣብ ዝተሸገረ ማሕበረሰብ ከም ዘለና ዝገልፅ እዩ።

ኣብዚ እንሪኦ ዘለና ማእከል መዛናጊዒ መናፈሻ ኩዳ እዩ፡፡ ኩዳ ካብቲ ከምቲ ሽሙ ብጣዕሚ ፅቡቅን ሳሓቢን ቦታታት ካብ ዘለዉ ኣብ ከተማና ከተማ ኣክሱም ሓደ ኩዳ እዩ፡፡

ኣብዚ እንረኦ ዘለና ፎቶ ካብ ዝተፈላለዩ ላካ ዝስራሕ ኮይኑ እና ክሻ እውን ጌርካ ዝተሰርሐ እነአ፡፡ እዚ ደሞ ሰፍኢ ይባሃል፡፡ እዚ ንእክሊ መትሐዚ መፅረይ እውን ይጠቅም እዩ፡፡

እዚ አብዚ ምስሊ እንሪኦ ዘለና እንስሳ ዘቤት እንትትከውን ካብትን ናብዝን ንምጉዕዓዝ ዝጠቅመና እንትትከውን እዚ ድማ ፈረስ ይበሃል።

እዚ ኣብዚ ምስሊ እንሪኦም ዘለና ፖለቲካዊ መራሕቲ እንትትኮኑ እዚኦም ድማ ኣይተ ሬድዋን ሑሴን፣ ኣይተ ጌታቸው ረዳን ጀነራል ፃድቃን ገብረትንሳኤን እዮም።

እዚ እንሪኦ ዘለና ኳዕኳዕታ ይባሃል፡፡ እዚ ድማ ማብዛሕትኡ ግዜ ማይ መትሓዚ ዝጠቅመና እዩ፡፡ እዚ ድማ መብዛሕትኡ ግዜ ማይ ተዓሽጉ ዝቀርበሉ እዩ፡፡

ኣብዙይ እንሪኦ ዘለና ድማ ፕረዚዳንት ግዝያዊ ምምሕዳር ትግራይ ኣይተ ጌታቸው ረዳ ምስ ሃይማኖት ላዕሎዎት ሃይማኖት ኣመራርሓ ሙስሊም ዝገብርዎ ዘለው ቃለመሕተት እዩ።

ኣብዚ እንሪኦ ዘለና ላዕለዋይ ኣመራርሓ ጀነራል ታደሰ ወረደ ይበሃል ወይድማ ወዲ ወረደ። እዚ ድማ ካፍቶም ላዕለዋይ ኣመራርሓ ሰራዊት ትግራይ ሓደ እንትከውን መግለፂ እንዳሃበ ዘርኢ ዘሎ ምስሊ እዩ::

እዚ ምስሊ ናይ እምነት ክርስትና መፅሓፍ ቁዱስ ኮይኑ ወንጌል ማርቆስ ቃል እዩ።

እዚ እንሪኦ ዘለና ቦታ ኣብ ከተማና ከተማ ኣኽሱም እታ ጥንታዊት ከተማ ኾይኑ ኣብ ኢዛና መናፈሻ ዝተብሃለ ቦታ ዝተብሃለ ቦታ እዩ ብጣዕሚ ደስ በሃሊ ቦታ እዩ። ከም መዘናግዒ መናፈሻ ኮይኑ ይጠቅም።

ኣብዚ እንሪኦ ዘለና ናይ ቢሮ መደርደሪ ኣቁሑ እንትከውን እዚ ድማ ብበዝሒ ኣብ ቢሮታትን ኣብ ዝተፈላለዩ ኣብያተ ትምህርትታትን እንረክቦ እዩ፡፡

ኣብዚ እንሪኦ ዘለና ዓብይ ምርኢት እዩ፡እዚ ድማ ብዜና መልክዕ ዘርእይዎ ዘለዉ እንትትከውን ኣብዚ ድማ ብድመፂ ወያነ ትግራይ ዝመሓላለፍ ዘሎ እዩ፡፡ እዚ ኣብዙይ ኣብ እዚ ንምልክተ ዝኣክል ናይ ሁራ ሰለስተ ዘርእዩ ዘለው እዩ፡፡

እዚ ኣብ ምስሊ እንሪኦ ዘለና ናይ ተፈጥሮ ቦታ እንትከውን እዚ ብጣዕሚ ፅቡቕ እንትከውን እዚ ድማ መጫዕጫዕታ ኣናተባሃለ ዝፍለጥ እዩ።

እዚ ኣብዚ ምስሊ እንሪኦ ዘለና ካብቶም ወለድና ዝጥቀምሉ እንትትኸዉን እዚ ድማ ሓደ ሰብ ክሓምም ከሎ ናብ ማይ ፀሎት እንተእትዉ ዘርኢ ዘሎ ምስሊ እዩ።

እዚ ምስሊ ማይ ሻኽ ወይ ምንጪ እንትኸውን ህፃውንቲ ገጠር ይመልኡ ይርከቡ።

ኣብዚ እንሪኦ ዘለና ኣብ ስፖርት ዘድሀበ እንትኸውን ስፖርት ኣኽሱም ዩኒቨርሲቲ ዘርኢ ምስላዊ እዪ።